እዚ ናይ ዝተዓሸጉ ዝብሎዖ ምግብታት ዝሽየጠሉ ቦታ እዩ ንአብነት ከምኒ ቆሎ ዝመሰሉ ዝሽየጠሉ ቦታ እዩ።

እዚ ባህላዊ ናይ ጸጉሪ ኣሰራርሓ ኮይኑ ደቂ ኣንስትዮ ብፍላይ ኣብ ትግራይ ዝርከባ ንምግያጽ ወይ ደሚቐን ንምርኣይ ዝስርሐኦ ዓይነት ጸጉሪ እዩ።

እዚ ምስሊ ብዛዕባ ኩዕሶ ስክዒት ብትግራይ ተሌቪዥን ናይ ትግሪኛ ቋንቋን ስፖርት ዜና ዝመሓላለፈሉ መደብ እዩ።

አዚ ኣብ ከተማ ኣኩሱም ዝርከብ ናይ ዝፈራረሱ ናይ ቀደም ዝጸንሑ ዝረኣ ምስሊ አዩ። ኣብዙይ ቡዙሓት ቱሪስትታት አናመጹ ዝግብንይዎ ቦታ አዩ።

እዚ ዓይነት መጋየፂ ኣብ እዝኒካ ዝግበር ኮይኑ ኣብ ከባቢ ኩናማ ኣብ እዝነን ገይረን መጋየፂ ዝጥቀማሉ እዩ።

አዚኣ ናይ ትግራይ ደራፊት ኮይና ዛፉ ኪሮስ ኣለማዮ ትበሃል ኣብ ትግሪኛ ቓንቓ ዓብዩ አጃም ዘለዋ ፍልጥቲ ደራፊት አያ።

እዚ ምስሊ ፈለስቲ ኣብ ገዳማት ኮይኖም እንኣተዉ ዘርኢ ምስሊ እዩ ብዙሓት ቦታታት ከምዚኦም ዝመሰሉ ድማ ኣብ ትግራይ ኣለዉ።

እዛ ዓይነት እንስሳ፤ እንስሳ ዘገዳም ወይ ድማ ኣብ ዱር እትነብር ዓይነት እንስሳ ኾይና ቀጢንን ነዊሕን ጭራ ዘለዋ እያ።

እዚ ምስሊ ናይ ደቂ ኣንስትዮ ከንፈረን ንመጋየፂ ዝጥቀማሉ ኣብ ከንፈረን ዝልከይኦ ዓይነት መጋየፂ እዩ።

እዚኣ ዓይነት መጓዓዝያ ኮይና ኦምቡላንስ ትባሃል ናብ ገዛ ብምካድ ዝሓመሙ ሰባት ናብ ሕክምና ተበፃፅሕ ዓይነት መኪና እያ፡፡

እዚ ተከተልቲ ሃይማኖት ክርስትና ብፍላይ ድማ ኦርቶዶክስ ኣብ ክሳዶም ዝኣስርዎ ናይ ዝተፈላለሰዩ መላእክቲ ፎቶ ዘለዎ ኣብ ክሳድ ዝእሰሩ ማዕተባት እዮም፡፡

እዚኣ ኩባያ ትበሃል ። ኣብ ገዛ ዝተፈላለዩ መስተታት ንምስታይ ትጠቅመና። ማይ ነምቅዳሕ እውን ይጠቅመና።

እዚ ምስሊ ናይ 2016 ናይ ኣሸንዳ ናይ መድረክ መፋለጢ ሻራ እዩ ኣብዚ ድማ ዝተፈላለዩ ስፖንሰራት ዘለዎ ምስሊ እዩ።

እዚ ምስሊ ኣብ ገዛና እንጥቀመሉ መሳርሒ ኣቁሑት ካራ እዩ። ከም ሽጉርቲ፣ ኮሚደረ፣ ዝተፈላለዩ ፍራሞረ ንምቁራፅ ወይ ንምምታር እንጥቀመሉ ዓይነት እዩ።

እዚ ኣብ ከተማ ውቅሮ ዝርከብ መዘናግዒ ባህላዊ ዝመስል ኣዳራሽ እዩ። ብዙሓት ሰባት ድማ ናብዚ ቦታ ብምኻድ ይዘናግዑ።

እዙይ አ ናይ ቢሮ ኣቁሑታት ጠሬቤዛ፣ ወንበር፣ ፀሓፋቲ ኽኮኑ ይኽእሉ ወይ ሓለፍቲ ኣብዚ ቦታ እዚ ከፍ ኢሎም ስርሖም ዥሰርሕሉ እዮ።

እዚ ምስሊ ኣብ ከተማ ኣክሱም ዝርከብ ኮይኑ ናይ ዝወደቀት ሓወልቲ ምስሊ እዩ፡፡ ዝተፈላለዩ ካብ ደገን ካብ ውሽጥን እንዳመፁ ገያሹ ይግብንይዎ፡፡

እዚ ዓይነት ቁኖ ደቂ ኣንስትዮ ብፍላይ ድማ ኣብ ትግራይ ዝርከባ ደቂ ኣንስትዮ ዝቑነኑንኡ ዓይነት ቁኖ ኮይኑ ስሙ ድማ ጋመ እናተባህለ ይፅዋዕ።

እዚ ናይ ሞሪንጋ እሹጋት ኣብ ዝተፈላለዩ ድንኳናት ንረክቦ ዓይነት ዕሹጋት እዮም እንደገና ቡና እዉን ዕሹጋት ቡና ዝሽየጠሉ ድንኳን እዩ።

እዚ ብዕራይ ይባሃል ኣብ ዝተፈላለዩ ሕርሻ ስራሕቲ ንምሕራስ ወይ ድማ ተሓሪዶም ንምግብነት ዝጠቅም ዓይነት እንስሳ እዮ።

እዚ ዓይነት መጋየፂ ንደቂ ኣንስትዮ ኣብ ክሳደን ዝኣስረኦ ኣብ ባህላዊ በዓላት ገይረንኦ ዝውዕላ ዓይነት መጋየፂ እዩ።

እዚ ምግቢ ኣብ ዝተፈላለዩ እንዳ ምግቢ ከይድና ክንረክቦ ንክእል ወይ ድማ ኣብ ገዛና ክንሰርሖ ንክእል ዓይነት ምግቢ እዩ፡፡ ዝተፈላለዩ መፀበቂታት ገይርካ ድማ ክትጥቀመሉ ትክእል፡፡

እዚ ድማ መጣበቂ ብላስቲክ ዝተሰርሐ እዩ። ዝተፈላለዩ ዝተቀደዱ ነገራት ክነጣብቀሉ ወይ ክነታሓሕዘሉ ንክእል ኢና።

እዚ ባህሊ ኣብ ትግራይ ዝኽበር ኮይኑ ዳርጋ ኣብ መላእ ትግራይ ይኽበር እዩ፡፡ በዚ ፃዕዳ ዓለባ ተኸዲንካ ፀጉርኻ ተሰሪሕኻ ተዉዕሎ በዓል እዩ፡፡

እዚ ሻራ እዩ ኣብ ዝተፈላለዩ ቦታታት ብምልጣፍ ትካልካ ወይ ድማ ዝተፈላለዩ ነገራት ክተፋልጠሉ ትክእል እዩ፡፡

እዚ ምስሊ ናይ ኣቕሑት መትሓዚ ወይ ድማ ናይ ኣስቤዛ መትሓዚ እዩ ከምን ሽጉርቲ ኮሚደረ ድንሽ ክነትሕዘሉ ንኽእል።

እዚ እንስሳ ናይ ገዛ እንስሳ ወይ ድማ እንስሳ ዘቤት ኮይኑ ከልቢ እዩ፣ ኣብ ገዛውትና ንብረትና ክሕልወልና ዝኽእል ዓይነት እንስሳ እዩ እንደገና ተኣማኒ እውን እዩ፡፡

እዚ ተጫዋታይ ጭራ ኮይኑ ናይ ትግርኛ ደርፊ ደራፊ እዩ ዝተፈላለዩ ብዙሓት ደርፍታት ድማ ኣለውዎ፡፡

እዚ ዓይነት ቁኖ ኮይኑ ደቂ ኣንስትዮ ንዝተፈላለየ ጉዳያት ክህልወን እንከሎ ዝስርሐኦ ዓይነት ቁኖ እዩ ሽሙ ድማ ዓሳ እናተብሃለ ይፅዋዕ፡፡

እዚ ምስሊ ኣብ ከተማ ኣክሱም ዝርከብ ናይ ኣክሱም ዩኒቨርስቲ መአከቢ አኬባታት ወይ ካልኦት ዝተፈላለዩ ጉዳያት ዝካየደሉ ቦታ እዩ፡፡

እዚ ቦታ ኣብ ከተማ አክሱም ዝርከብ ፍሉይ ሽሙ ድማ ኣጅብ ዝባሃል ኮይኑ ኣብዚ መኪናታትን ወይድማ ባጃጃትን ነዳዲ ዝመላኣሉ እዩ።

እዚ ዓይነት ፍራምረ አራንሺ ኮይኑ ዝተፈላለዩ ንጥዕናና ዝጠቕሙ ነገራት ዝሓዘ እዩ፡፡ ከምኒ ቫይታሚንን ማዓድናትን ዘለውዎ እዩ፡፡ ንጥዕናና ድማ ጠቓሚ እዩ፡፡

እዚ ዓይነት መጋየፂ ኮይኑ ኣብ ቱሪዝም ይርከብ ብፅቡቅ ተዓቂቦምን ብዘይ ምንም ብልሻው ንክፀንሑ ድማ ኣብ ቱሪዝም ይርከቡ::

እዚ ናይ ቲቬኤስ ሚድያ ዝብሃል ኣብ ትግራይ ዘለዋ ሓደ እዩ:: ናይ ዝተፈላለዩ መዘናግዕታትን መምሀርታትን ዝሓልፈሉ ናይ ዩቱብ ሜድዩኡ ኣርማ እዩ::

እዚኦም ዓይነት መጋየፂትታት ኮይኑ ደቂ ኣንስትዮ ኣብ ክሳደን ንዝተፈላለዩ በዓላት ደሚቐን ንምውዓል ዝጥቀማሉ ዓይነት መጋየፂ እዩ።

ኣብ ከተማ ውቅሮ ዝርከብ መስጊድ ነጋሽ ይባሃል። ካብ ኣፍሪካ ቀዳማይ ዝኾነ ጥነታዊ መስጊድ ኮይኑ ተኸተልቲ እምነት እስልምና ዝጥቀሙሉ ቤተ እምነቶም እዩ።

እዚ ዓይነት እቀማቕማ ናይ ፀጉርን ናይ ጭሕምን ናይ ደቂ ተባዕትዮ እዩ። ኣብ ዝተፈላለዩ ከባብታት ደቂ ትባዕትዮ ንዝኾነ ጉዳይ ዝቕምቀምዎ ኣቀማቕማ እዩ።

እዚ ድማ ናይ አክሱም ዩኒቨርስቲ ወረቀት መፋለጢ እዩ ።እዚ ድማ ንመበል ዓስራይ ግዜ ዓመታዊ ናይ ሃገራዊ አኬባ ወይ ድማ ዋዕላ ብዝምልክት እዩ፡፡

እዚኦም አብ ቀደም ግዘ እናሳዕስዑ ዝነበረ ባህሊ እዩ። አብ ቀደም ብከምዚ ዓይነት ምትእክካብ ግዘ የሕልፉ ነይሮም።

እዚ ደራፊ እዩ። አብ ትግራይ ብትግርኛ ደርፍታት ዝፍለጥ ደራፊ ኮይኑ ብዛሓት ትግርኛ ደሪፍታት ድማ አለውዎ፡፡

እዚ ምስሊ ደቂ ኣነስትዮ ትዝፈላለዩ ክዳውቲ ኣብ ቡዙሓት ሰባት ማእከል ኣብ መድረክ ክዳውንቲ እንዳፋለጣ እዩ፡፡

እዚ ዓይነት ኣልኮላዊ መስተ ኮይኑ ሰባት ንምዝንጋዕ ይኩን ንዝተፈላለዩ ጉዳያት ንከሕልፉሉ ዝጥቀምሉ ዓይነት መስተ እዩ፡፡

እዚ ዓይነት ስፈ ኮይኑ ኣብ እዋን ቡና ክነፍልሕ ከለና ቁርሲ ንመትሓዚ እንጥቀመሉ ናይ ገዛ ኣቃሓ እዩ።

እዚ ናይ አናናስ ፀማቁ ኮይኑ አናናስ ፀማቅ ድማ ንጥዕናና ጠቃሚ እዩ፡፡ በተለይ ብሓዱሹ እንተኮይኑ ብዝተፈላለዩ ቫይታሚናት ዝበልፀገ ስለ ዝኮነ ንጥዕናና ጠቃሚ እዩ፡፡

እዚኦም ኣብ ከተማ ኣክሱም ብበዝሒ ዝርከቡ ሰባት ኮይኖም እምብልታ ዝነፍሑ ሰባት እዮም፡፡ ንዝተፈላለዩ መርዓን ዝተፈላለዩ ጉዳያትን ዘድምቕ ባህላዊ መሳርሒ ሙዚቃ ዝሓዙ እዮም፡፡

እዚ ኣድጊ እዩ፡፡ ናይ ገዛ እንስሳ ኮይኑ ዝተፈላለዩ ኣቁሕታት ወይ ካልኦት ነገራት ንምብፅፃሕ ይጠቅመና፡፡

እዚ ምስሊ እዛ ጓል ኣንስተይቲ ብኩናት ምክንያት ብድሮን ተወቂዓ ደቂሳ ዘርኢ ምስሊ እዩ፡፡

እዚ ዓይነት መጋየፂ ኣብ ኢድ፣ ኣብ ክሳድ፣ ኣብ እዝኒ ዝግበር ኮይኑ ንዝተፈላለዩ ጉዳያት ደሚቕካ ንኽትዉዕል ብደቂ ኣንስትዮ ዝግበር ዓይነት መጋየፂ እዩ።

እዚ ምስሊ ልምሉም መሬት ዘለዎ ቦታ ኮይኑ ጎቦታት ብርሑቅ ክትሪኦ ከለካ ድማ ደስ በሃሊ ዓይነት ምስሊ እዩ፡፡

ነጋሪት ይበሃል፡፡ ተኸተልቲ ሃይማኖት ክርስትና ዝጥቀሙሉ መሳርሒ ኮይኑ መዝሙራት ንምዕጃብ ዝጠቕመና ዓይነት መሳርሒ እዩ፡፡

እዚ ካብቶም ሕጊ መኽበሪ ሓደ ኮይኑ ፖሊስ ይባሃል፡፡ ኣብ ከተማታት ዝኾነ ባእሲ ወይ ስርቂ ዝተፈላለዩ ፀገማት ንከይፍጠሩ ዝሕሉ እዩ፡፡

እዚ ዓይነት ቁኖ ቁጥርጥር እናተብሃለ ይፍለጥ። አብ ኢትዮጵያ ኢሉ እውን ኣብ መላእ ዓለም ዝፍለጥ ዓይነት ኣሰራርሓ ናይ ደቂ አንስትዮ ፀጉሪ እዪ።

እዚ ምስሊ ኣብ ዕዳጋ ዉሽጢ ኮይኑ ናይ ጣዉላ ስረሓቲታት ዝሽየጠሉ እዩ። ከም ወንበር ጠረጴዛ ዝመሰሉ ዝተፈላለዩ ነገራት ዝሽየጠሉ ቦታ እዩ ።

እዚ ዶክተር ኪሮስ ኣለማዮህ ይባሃል፣ ብቡዙሓት ዝተፈላለዩ ናይ ትግርኛ ደርፍታት ይፍለጥ፣ ትግርኛ ደርፊ ሓፍ ንክብል ወይ ድማ ንክፍለጥ ዝለዓለ እጃም ዘለዎ ሰብ እዩ፡፡

እዚ ዓይነት ጫማ አብ ገጠር ከባቢታት ዝዝውተር ኮይኑ ብፍላይ ድማ ሓረስቶት አብ ስራሕ ግዜ ዝገብርዎ ዓይነት ጫማ እዩ።

እዚ ምስሊ መስቀል ቅርፂ ኮይኑ ናይ ኦርቶዶክስ ክርስትና እምነት ተኸተልቲ ዝኾኑ ንምስላም ዝሕዝዎ ዓይነት መስቀል እዩ፡፡

እዚ ምስሊ ናይ ዋርዲያ ኮይኑ አብ ገዛ ወይ አብ ስራሕ ቦታ ዝኮነ ፀገም ንከይፍጠር ዝሕልዉ እዮም፡፡

እዚ ምስሊ ናይ ጓል አንስተይቲ ተጋዳሊት እዩ። ብፍላይ ድማ አብ ከባቢ ትግራይ ዝርከቡ ዝክደንዎ ዓይነት ክዳን እዩ።

እዚ ዓይነት ምግቢ ሰላጣ ምስ እንጀራ ኮይኑ ብብዙሓት ቫይታሚናት ስለዝበልፀገ ወይ ድማ ተመጣጠነ ምግቢ ስለዝኮነ ኣብ ጥዕናና ዓብዪ ረብሓ ኣለዎ።

ጠስሚ ይበሃል። ደቂ አነስትዮን ደቂ ተባዕተዮን ክልከይዎ ዝክእሉ ውፅኢት ፀባ ዝኮነ ዓይነት መጋየፂ እዩ፡፡ ብፍላይ አብ ከባቢ ራያ ዝዝውተር ዓይነት መጋየፂ እዩ፡፡

እዚኦም ኣብ ከተማ ኮይኖም ሰላማዊ ሰልፊ የካይዱ ኣለው፡፡ ብዝተፈላለዩ ምክንያት ዝኮነ ነገር ክፍጠር ከሎ ኣብ ከተማ ወፂኢካ ድምፅካ ተስመዐሉ ሰላማዊ ሰልፊ ይበሃል።

እዚ ምስሊ ናይ ለሚን ምስሊ እዩ:: ለሚን ድማ ብዙሓት ጥቅምታት ኣለውዎ:: ንኣብነት ዝተበከሉ ምግብታት ንምፅራይ ይጠቅመና፡፡

እዚ ምስሊ ክብረ በዓል እዩ፣ ብፍላይ ድማ ሃይማኖታዊ ክብረ በዓል ምእመናን እናኽበሩ ዘርኢ ምስሊ እዩ።

እዚ ቦታ ናይ ፃዕዳ ዓለባ ዝሽየጠሉ ቦታ ኮይኑ፤ እዞም ፃዕዳ ዓለባታት ድማ ማዓሪግናን ፀቢቅናን አብ ዝተፈላለዩ ክብረ በዓላት ንክንውዕል ይገብረና፡፡

እዚ ምስሊ ድማ ናይ ብሩሽን ናይ መጣበቕን እዩ እዚ መጣበቒ እዚ ድማ ዝተፈላለዩ ወረቐት ወይ ጣውላታት ብዙሓት ነገራት ክንጥቀመሉ ንኽእል ኢና።

እዚ ድማ ናይ ኣዶ ትግራይ ቁኖ ተቆኒና ወርቂ ገይራ ቆልዓኣ ብማሕዘል ሓዚላ ዘረአ ምስሊ እዩ፡፡

እዚኣ ራሄል ሃይለ ትብሃል። ናይ ትግርኛ ደርፊ ደራፊት እያ ብዙሓት ዘመናውን ባህላውን ደርፍታት ኣለውዋ።

እዚ ምስሊ ፀናፀል ይበሃል ብተከተልቲ ሃይማኖት ከረስትና ንመዝሙር ዝጥቀመሉ ዓይነት መሳርሒ እዩ፡፡

እዚ ቦታ ናይ እንዳኣኽሊ ኮይኑ ብ ሰባት ዝተፈላለዩ ዓይነታት እኽሊ ንምዕዳግ ናብዚ ቦታ ይኸዱ ንኣብነት ከም ጣፍ፣ ዒልቦ፣ መሸላ ወዘተ ዝኣመሰሉ ይዕድጉ።

እዚኣ ላሕሚ እያ። ኣብ ከባብታት ገጠር ብበዝሒ ትርከብ ኮይና ንፃባነት እንጥቀመላ ዓይነት እንስሳ ዘቤት ወይ ድማ ኣብ ገዛ ትነብር ዓይነት እንስሳ እያ ፡፡

መጋረጃ ይበሃል:: ካብ ዝተፈላለዩ አጭረቅቲ ዝስራሕ ኮይኑ ሞስኮትን ማዕፆን ንምዕፃው ዝጠቅመና ናይ ገዛ አቅሓ እዩ።

እዚ ሰራሕ ናይ ሕክምና ስራሕ እዩ። ዝሓመሙ ሰባት ናብ ሕክምና ብምካድ ግልጋሎት ዝረክብሉ ቦታ እዩ።

እዚ ዓይነት ምግቢ ኣብ ኣትክልቲ ዝምደብ ኮይኑ ሳላጣ እዩ፡፡ ብቫይታሚናትን መዓድናትን ዝበልፀገ ኾይኑ ክብደት እዉን ንኽንቅንስ ይሕግዘና፡፡

መፅሓፍ ቅዱስ ኮይኑ ብ ቋንቋ ትግርኛ ዝተፃሓፈ እዩ። ተከተልቲ ሃይማኖት ክርስትና ድማ ዝኣምንሉን ዘንብብዎን መፅሓፍ እዩ።

እዚ ዓይነት ተኽሊ ወይድማ እፅዋት ኒም ይበሃል ኣብ ገዛ ብምርብራብ ከም መጋየፂ ክንጥቀመሉ ንክእል ከምኡ እዉን ኣብ ከባቢና ብምትካል ፅቡቅ ኣየር ክንስሕበሉ ንኽእል።

እዚ ኣብ ሻራ ዝኒሀ ናይ ዘበናዊ ናይ ስፌት ናይ ክዳውንቲ ኮይኑ ኣብዚ ዝተለጠፈሉ ምክንያት ድማ ወይ ስልኪ ቁፅሪ ንምውሳድ ወይ ድማ እዚ ቦታ እዚ ናይቲ ትካል ምዃኑ ንምሕባር እዩ፡፡

እዚ ቅብአት ይበሃል። ደቂኣንስትዮ ወይ ድማ ደቂተባዕትዮ ወዝ ንምርካብ ዝልከይዎ ዓይነት ቅብኣት እዪ።

ኣብ ከተማ ኣክሱም ዝርከብ ናይ ቤተ ንባብ ማእከል ኮይኑ ዝተፈላለዩ ሰባት ወይድማ ተምሃሮ ክኮኑ ይክእሉ ወይም ካልኦት ኣትዮም ዝተፈላለዩ መፅሓፍቲ ዘንብብሉ ቦታ እዩ፡፡

እዚ ዓይነት ኣቕሓ ዝተፈላለዩ ብሎንታት ንምፍታሕ ወይ ድማ ንምዕፃዉ ክንጥቀመሉ ንክእል ኢና ኣብ ዝተፈላለዪ እንዳ መኪና መፅገኒ ኣብ ገዛዉትና ብቀሊሉ ክንረክቦ ንክእል ዓይነት ኣቕሓ እዩ።

እዚ ሃመማ ዝባሃል ኮይኑ ኣብ መላእ ዓለም ብበዝሒ ዝርከብ ዓይነት ነፍሳት እዩ፡፡ ካብ ጓሓፍ ርስሓት ብምምፃእ እውን ኣብ ምግብታት ብክለት ከስዕበልና ዝክእል ዓይነት እንስሳ እዩ፡፡

እዚ ዕፉን እዩ ኣብ ከባቢ ገጠራት ኣብ ክረምቲ እንትከውን ከሎ ይዝራእ፣ ሓል ሓሊፉ ድማ ኣብ ከተማ ዝዝራእ ዓይነት ተክሊ እዩ፡፡

እቲ ክፍቲ ጫማ ዓይነት ጫማ ኮይኑ እና እዚ ደቂ ኣንስትዮ ወይ ደቂ ተባዕትዮ ክጥቀምሉ ዝክእሉ እዩና ዝተፈላለየ ሕብሪ ዘለዎ ጫማ እዩ።

እዚ ተማሃሮ ኮፍ ኢሎም እናተምሃሮ ኣብ ክፍሊ እዩ። እዚ ተማሃራይ እውን ኣብ ቅድሚት ወፂኡ እንዳምሀረ ወይ ድማ እናፀሓፈ እዩ።

እዚ ዓይነት መስተ ማይ ጉድጓድ ይባሃል ደቂ ኣንስትዮ ወይ ደቂ ተባዕትዮ ነዊሕ ቦታ ብምካድ ማይ ሓቁኖም ብምውፃእ ንምስታይ ይኩን ንምሕፃብ ዝጥቀምሉ ቦታ እዩ፡፡

እዚ ቦታ ናይ ሳይክል መዐረይ እዩ ዝተበላሸዋ ሳይክላት ብዝተፈላለዩ ምክንያት ወይ ጎማ ክነፍስ ይክእል ወይ ካሊእ ካሊእ እንድሕር ተበላሸዩ አብዚ ቦታ ይዕረያ።

እዚ ምስሊ መምህር አብ ቅድሚት ደው ኢላ ንተምሃሮ እናፅሐፈቶም ዘርኢ ምስሊ እዩ፡፡ ተምሃሮ ድማ ከፍ ኢሎም እናፃሓፉ ወይ ድማ እናተምሃሩ ዘርኢ ምስሊ እዩ፡፡

እዚ ኣብ ዓበይቲ ከተማታት ዝርከብ እንዳ ቤት ምግብን እንዳ ቤት መስተን እዩ። እዙይ ድማ ዝተፈላለዩ ሰባት መፅእዮም ዝደለይዎ ዓይነት ምግቢ ዝረክቡሉ ቦታ እዩ።

እዚ ዓይነት ክዳን ሽፎን እዩ ዝኒሄ አብ ዝተፈላለዩ ጉዳያት ከምኒ መርዓ ክርስትና ዝመሰሉ ደቂ አንስትዮ ተከዲኖኖኦ ዝውዕላ ዓየነት ክዳን እዩ፡፡

እዚ ምስሊ ናይ ኩትሻ እዝኒ እዩ፡፡ ዓበይቲ ኣዴታትና ኣብ ትግራይ ዝርከባ ንመጋየፂ ኣብ ላዕለዋይ እዝነን ዝጥቀማሉ ዓይነት መጋየፂ እዩ፡፡

እዚ መጋየፂ ኣብ እዋን ኣሸንዳ ደቂ ኣንስትዮ ንመመላኽዒ ዝጥቀማሉ ዓይነት እዩ፡፡ ፍርቁ ኣብ ርእስኻ ፍርቁ ድማ ኣብ ማዓንጣኻ ዝእሰር ዓይነት መጋየፂ እዩ፡፡

እዚ መዕርፎ ነፈርቲ አፄ ዮሓንስ ራብዓይ ይበሃል። ኣብ ከተማ ኣክሱም ይርከብ ።ካብ ዝተፈላለዩ ዓዲ ይመፁ ካብዚ ካብ ኣክሱም እውን ናብ ዝተፈላለዩ ዓዲ እዘን ነፈርቲ የጓዕዛ::

እዚ ምስሊ ዓይነት ባህላዊ መጓዓዝያ ኾይኑ ጋሪ ይበሃል። ተፈላለዩ ኣቁሑን ካብ ቦታ ናብ ቦታ ንምብፅጻሕ ዝጠቕመና ዓይነት መጓዓዝያ እዩ።

እዚ ጋዜጣ እዩ፡፡ እዚ ጋዜጣ ድማ ብትግርኛ ቋንቋ ዝተፃሓፈ ኮይኑ እዚ ኣርእስቱ ድማ ነጋሪት ጋዜጣ ትግራይ ይባሃል፡፡

እዚ ቦታ ናይ ቢሮ ኣቁሕታት ዝሓዘ ኮይኑ እና እዚ ቦታ እዚ ናይ ሓላፊ ከፍ መበሊ ኮይኑ ተገልገልቱ ዝቅበለሉ ቦታ እዩ፡፡

እዚ ቦታ አብ ከተማ አክሱም ዝርከብ ኮይኑ ዝተፈላለዩ ስባት ናብዚ ቦታ ብምእታዉ ምግብን መስተን ክረክቡሉ ዝክእሉ ቦታ እዩ፡፡

እዚ ዓይነት ምስሊ አብ ክብረ በዓላት ስባት ብጥሩባ ንታቦት እናዓጀቡ ክከዱ ከለው ዘርኢ ምስሊ እዩ፡፡ ብፍላይ ድማ ኣብ ጥምቀት አብ ስብ ዝበዝሐሎም ክብረ በዓላት ዝረአ እዩ፡፡

እዚ ተክሊ ዕረ ይበሃል ንዝተፈላለዩ መድሓኒታት ንፀጉርና ንብዙሓት ንመማላክዒታት ክንጥቀመሉ ንክእል፡፡

እዚ ምስሊ ተምሃሮ ብፍላይ ድማ ኣብ ከባቢ ገጠር ዝነብሩ ኣብ ቤት ትምህርቲ ኣብ ቀፅሪ ቤት ትምህርቲ ኮይኑ ናብ ክፍሊ ንምእታው እናተሰርዑ ዘርኢ ምስሊ እዩ፡፡

እዚ ምስሊ ናይ ደቂ አንስትዮ ናይ ስፓርታዊ ዉድድር ክካየድ ከሎ ብመስርዕ ተሰሪዕን ናብ ሜዳ ክአትዋ ከለዎ ዘርኢ ምስሊ እዩ፡፡

እዚ ዓይነት መስተ እዩ፡፡ ብፍላይ ድማ ኣብ ከባቢ ዓዲግራት ዝፍለጥ ኮይኑ ብማዓርን ብጌሶን ካልኦት ነገራት ተጠቂምካ ዝስራሕ ባህላዊ መስተ እዩ፡፡

እዚ ምግቢ ኣብ ብዙሓት ድንኳናት ክንረኽቦ እንኽእል ብፍላይ ድማ ኣብ ዓበይቲ ከተማታት ክንረኽቦ ንኽእል ዓይነት ምግቢ እዩ ዝተዓሸገ እዩ ብዳቦ እናለኸና ክንጥቀመሉ ንኽእል ዓይነት ምግቢ እዩ።

እዚ መሳርሒ ኣብ ገዛ ዝርከብ ኮይኑ ብኢድ ዝስራሕ ዓይነት መስርሕ እዩ እንጀራ ንምውፃእ ድማ ይጥቕመና።

እዚ ጀነራል ሳሞራ የኑስ ይብሃል፤ ናይ ቀደም ተጋዳላይ ወይ ድማ ነባር ተጋዳላይ እዉን እዩ ሕዚ ድማ ኣብ መከላከያ ሰራዊት ዝነበረ ሰብ እዩ።

እዚ ምግቢ ፉል ሓጃ ይባሃል። አብ ብዙሕ ከባብታት ክርከብ ይክእል። ዝተመጣጠነ ምግቢ ስለ ዝኾነ ድማ ንጥዕናና ብጣዕሚ ጠቓሚ እዩ።

እዚ ምስሊ መሳርሒ ሙዚቃ ዘርኢ ኮይኑ እዚ ዓይነት መሳርሒ ሙዚቃ ድማ ጥሩምባ ይባሃል ባህላዊ እውን እዩ ብኣብዛሓ ኣብ ቀብሪ ዝፍለጥ ዓይነት መሳርሒ ሙዚቃ እዩ፡፡

እዚ መስተ ድማ ቡና እዩ:: እዚ ቡና ድማ ን ምንቕቓሕ ይጠቕመና እንደገና ሰብ ምስ ሰብ ንምርድዳእ ብሓባር ኮፍ ኢልካ ፅቡቕ ግዜ ንክትሕልፍ ይሕግዝ::

እዚ ምስሊ ናይ እንጀራ ፍርፍርን ናይ አንቁላሊሕ ፍርፍርን እዩ፡፡ እንደገና ካብ እዚ ምግቢ ዝተመጣጠነ እዩ፡፡ ስለዚ ኣብ ጥዕናና ዓብይ ረብሓ ኣለዎ፡፡

እዚ ኣብ ዝተፈላለዩ ድንኳናት ዝርከብ ዝተዓሸገ ሩዝ እዩ፡፡ እዚ ሩዝ ንምግብነት ወይ ድማ ንመመላኪዒታት ክንጥቀመሉ ንክእል ኢና፡፡

እዚ ዓይነት ምግቢ ቅጫ ይበሃል። ካብ ዝተፈላለዩ ነገራት ክስራሕ ይክእል ንአብነት ካብ ስርናይ ካብ ጣፍ ወይ ካብ ፊኖ ክስራሕ ይክእል ብበዚሒ ድማ አብ ከባቢ ገጠር ዝዝዉተር ዓይነት ምግቢ አዩ፡፡

እዚ ናይ ስራሕቲ ሕትመት መፍለጢ እዩ፤ በዚ መፍለጢ እዚ ተጠቂምካ ስልክ ቁፅሪ ክትወስድ ትክእል እንደገና እቲ ቦታ ኣበይ ከም ዝርከብ ክትፍልጥ ትክእል።

እዞም ሰባት ናይ ኢሮብ ባህላዊ ክዳን ተከዲኖም ናይ ኢሮብ ደርፊ እናደረፉ ከበሮ እውን እናወቅዑ እዮም፡፡

እዚ ሕጊ መክበሪ ኮይኑ ኣብ ናይ ተሽከርከቲ ስርዓት ኣልቦ ወይ ድማ ዝኮነ ፅገም ንከረይፍጠር ሕጊ ዘክብር ሰብ እዩ።

እዚ ክዳን ሹፈን ይበሃል አብ ከባብቲት ትግራይ ደቂ አነስትዮ ዝኮነ ጉዳይ ወይ ካሊእ መርዓ ክከውን ይክእል ክከውን ይክእል ወይ ካልኦት ነገራት ክህሉ ከሎ ደቂ አነስትዮ ተከዲነንኦ ዝውዕላ ዓይነት ክዳን እዩ።

እዚ ቦታ ናይ ምሸታዊ መዘናግዒታት ቦታ እዩ፡፡ ኣብዚ መፂአም ዝተፈላለዩ ሰባት ዝተፈላለዩ ኣልኮላዊ መስተ ክኸውን ይኽእል፣ ልስሉስ መስተ ክኸውን ይኽእል ዝረኽብሉ ቦታ እዩ፡፡

እዚ ምስሊ ናይ ስኒ መፅረዪ ኾይኑ ስንና ካብ ዝተፈላለዩ ተሃዋስያን ንምፅራይ ዝጠቅምን ድሕሪ ምግብን ቅድሚ ምግብን ንጥቀመሉ ዓይነት መሳርሒ እዩ፡፡

እዚ ኣልኮል እዩ። እዚ ኣልኮል ድማ ንዝተፈላለዩ ቆስሊ ንመድረቂ ወይ ድማ ሓዊ ንመቀፃፀሊ ይጠቅመና፡፡

እዚ መስቀል እዩ ዝሳለም ዘሎ መስቀል ምስላም ድማ ብእምነት ኦርቶዶክሳዉያን ዝፍለጥ ተግባር እዩ።

እዚ ዓይነት መጽሓፍ ኮይኑ ብ ኣምሓርኛ ቋንቋ ዝተፃሓፈ መፅሓፍ እዩ እዚ ድማ ብዛዕባ እንመነቓቕሒ ዝኸውን ዓይነት መጽሓፍ እዩ።

እዚ እንዳ ነዳዲ ቦታ ኮይኑ እና ኣብዚ ዝተፈላለያ ዓይነት ተሽከርከርቲ መፅአን ክመ እኒ ባጃጅ ፣መኪና ወይ ድማ ሞተር ዝበላ ተሽከርከርቲ መፅአን ነዳዲ ዝረክባሉ ቦታ እይ፡፡

እዚ ዓይነት ኣቀማቅማ ኮይኑ ኣብ መብዛሕትኦም ደቂ ተባዕትዮ ንርኦ እዩ፣ ንዝተፈላለየ ጉዳይ ክከውን ይክእል ኣብ ዝኮነ ሰዓት ዝስርሕዎ ዓይነት ፀጉሪ እዩ፡፡

እዚ ምስሊ ናይ ምሩፅ ይፍጠር እዩ ምሩፅ ይፍጠር ድማ ጎያይ እዩ ናይ ብዙሓት ወርቅን ብሩርን ሜዳልያ ወናኒ እዩ።

እዚ ምስሊ ናይ ሕርሻ ቦታ ኾይኑ ዝተፈላለዩ ኣሕምልቲ ዝዝረአሉ ቦታ እዩ፡፡ ልምሉምን ዝተፈላለየ ዓይነት ኣሕምልቲ ክንረኽበሉ ንኽእል ሰፊሕ ቦታ እዩ፡፡

እዚ ዓይነት ምግቢ ሽሮ ይበሃል. ኣብ መላእ ኢትዮጵያ ዝፍለጥ ዓይነት ምግቢ ኮይኑ ብዝተፈላለዩ ሰባት ዳርጋ መብዛሕቲኦም ተፈታዊ ምግቢ እዩ::

እዚ ብሃፀይ የውሃንስ ራብዓይ ባሃል ካብ ዓሰርተ ሾሞንተ ሰብዓን ክልተን (1872) ክሳብ ዓሰርተ ሾሞንተ ሰማንያን ትሻዓተን (1889) ገዚኡ ወይ ድማ ንጉስ ነይሩ ካብኡ ኣብ ጋላባት ኣብ ዝባሃል ቦታ ብ ዓሰርተ ሾሞንተ ሰማንያን ትሻዓተን (1889) ሞይቱ።

እዚ ናይ ኣቑሑት ቡና ምስሊ ኮይኑ ቡና ንምፍላሕ ንጥቀመሉ ቡና ድማ ማሕበራዊ ጉዳይና ንክንዕቢ ይጠቅመና ።

እዚኦም እሹጋት መኮረኒ ይባሃሉ። ኣብ ዝተፈላለዩ ድንኳናት ዝሽየጡን እሹጋትን እዮም። እዚኦም ድማ ካብ ስርናይ ዝስርሑ ዓይነት ምግቢ እዮም፡፡

እዚ መስተ ፅማቕ እዩ:: እዚ ፅቕ ድማ ቡዙሓት ረብሓታት ኣለዉዎ፡፡ ካብ ዝተፈላለዩ ኣትክልቲ ስለ ዝስራሕ እንደገና ሓደሽቲ ስለ ዝኮኑ ንጥዕናና ጠቀምቲ እዮም፡፡

እዙይ ሞጎጎ ይባሃል እንጀራ ንምስንካት ይጠቅመና ካልኦት እውን ከም ቅጫ፣ ሕንባሻ ዝመሰሉ ንክንስንክት ይጠቅመና።

እዚ ምስሊ ተወዳዳርቲ ጉያ ኮይኖም አብ በረኻ ከባቢ ወይ ገጠር ከባቢ እናጎየዩ እዮም።

እዚ ኣብ ኣክሱም ዝርከብ 2ይ ብርኪ ተምሃሮ ዝመሃርሉ ወይ ድማ ካብ 9ይ ክፍሊ ንላዕሊ ዝመሃርሉ ቤት ትምህርቲ እዩ፡፡

እዚ ምግቢ በቢዓይነቱ ይባሃል:: ብዙሓት ዓይነት ፀብሕታት ስለ ዘለው ድማ ካብዞም ብዙሓት ፀብሕታት ዝተፈላለዩ ነናይባዕሎም ዝኾነ ትሕዝቶ ኣለዎም ስለዚ ንጥዕናና ጠቀምቲ እዮም።

እዚ ኣብ ዝተፈላለዩ ቤት ትምህርትታት ዝርከብ ናይ ቆሉዑ መዘናግዒ እዩ ቆሉዑ ናብዚ ቦታ ብምካድ ዝፃወቱሉ መሳሪሒ እዩ።

እዚ ምስሊ ኣንበጣ ብዕስለ ኮይኖም ንዝርኣቲ ብፍላይ ድማ ንምሸላ እናበልዑዎ ወይ እናውደምዎ ዝረአ ምስሊ እዩ።

እዚ ዓይነት ኣቕሓ ብሸኽላ ናይ ሸኽላ ኣቁሑታት ይበሃሉ፡፡ ብሓመድ ዝስርሑ ዓይነት ኣቑሑ እዮም፡፡ ንኣብነት:- ከም ጀበና ፣ፃሕሊ፣ ናይ መጉዲ ዝኣመሰሉ እዮም፡፡

እዚ ምስሊ ኣብ ከተማ ኣክሱም ዝርከብ ናይ ሮማሃይ ሆቴል ምስሊ እዩ ናብዚ ቦታ እዚ ብዙሓት ካብ ወፃኢን ካብ ውሽጢ ዓድን ዝመፁኡ ጋያሹታት ይጥቀሙሉ።

እዚ ምስሊ ኣብ ከተማ ኣክሱም ዝርከብ ናይ ኣትራኖስ ሆተል ምስሊ እዩ:: እንደገና ብዝተፈላለዩ ባህላዊ መጋየፅታት ተመላኪዑ ይርከብ::

እዚ ቦታ ናይ መፅሓፍቲ መሸጢ ኮይኑ እዞም መፅሓፍቲ እዚኦም ድማ ዝተፈላለዩ ቋንቋ ዝርከቡን ዝተፈላለዩ ትሕዝቶ ዘለዎም ዓይነታት መፅሓፍ እዮም፡፡

እዚ ናይ ቦቦሊኖ ምስሊ ኮይኑ ንሰባት ንምዝንጋዕ ናብ ዝኮነ ቦታ ብምካድ በተለይ ድማ ናብ እንዳ ምግቢ ብምካድ አዚዞም ዝበልዕዋ ዓይነት ምግቢ እዩ፡፡

እዚ ዓይነት ምስሊ ደቂ አንስትዮ ንመጋየፂ ካብዝጥቀማሉ ሓደ ኮይኑ አበ ከንፈረን ንመጋየፂ ኢለን ድማ ይጥቀማሉ፡፡

እዚ ዓይነት እሹግ ምግቢ ኮይኑ ኣብ ዝተፈላለዩ ድንኳናት ክንረኽቦ ዝኽእል ቆልዑ ወይ ድማ ዓበይቲ ካብ ድንኳን ገዚኦም ክጥቀምሉ ዝኽእሉ እዩ።

እዚ አብ በሪ ገዛና ወይ ድማ አብ ደገ አፍየት ንተኽሎ ዓይነት ተክሊ እዩ፡፡ ዝጠቅመና ድማ ካብ ሙቀት ይከላከለልና ፣ ዛሕሊ ንክህሉ አብ ከባቢና ይገብር፡፡

እዚ ምስሊ ናይ ተኸተልቲ ሃይማኖት ክርስትና ናይ ካቴልካዊያን ኣብ ከተማ ዓዲ ግራት ዝርከብ ቤቴ እምነት እዩ።

እዚ ምስሊ ናይ ቤሮ ምስሊ እዩ። ቢሮ ድማ ዝተፋላለዩ ፅሑፋት ንምፅሓፍ፣ ዝኮነ ስእሊ ንምስኣል ዝጠቅመና ዓይነት መሳርሒ እዩ።

እዚ ዓይነት እክሊ ዓይኒ ዓተር ይብሃል፤ ዝተፈላለዩ ጥዕናዊ ረብሓታት ኣለዉዎ፤ ብጽብሒ መልክዕ ክንረክቦ ንክእል ከሙኡ ውን ብጥሪኡ ክንምገቦ ንክእል ዓይነት ምግቢ እዩ።

እዚ እ ባህላዊ መሰንከቲ ናይ እንጀራ እ ወይ ድማ መጎጎ ይበሃል እ ብዕንጨይቲ ተጠቒማና እ እንጀራ ንስንክተሉ መሳርሒ እዩ።

እዚ ምስሊ መፅሓፍ እዩ ብተከተልቲ እምነት ሃይማኖት ክርስትና ዝተፅሓፈ ኮይኑ ብዛዕባ ጎይታናን መድሓኒትናን እየሱስ ክርስቶስ ዝነግር መፅሓፍ እዩ ።

እዚ ምስሊ ድማ ብ ድምፂ ወያነ ዝመሓላለፍ ኮይኑ ብ ትግርኛ ቋንቋ ብዛዕባ ተመዛበልቲ አመልኪቱ ዝተሰርሐ ዜና እዩ::

እዚ ዓይነት መፅሓፍ ናይ ማህደር መትሓዚ እዩ ማለት ብዛዕባ ዝሓለፉ መረዳእታታት መአከቢ እዩ፡፡

እዙይ ባንዴራ ብዶክተር ቴድሮስ ኣድሓኖም ዝምራሕ ናይ ውድብ ጥዕና ዓለም ባንዴራ እያ።

እዙይ ዓይነት ምግቢ ሕልበት ዝባሃል ኮይኑ ኣብ ከተማ ኣክሱም ዝፍለጥ ዓይነት ምግቢ እዩ። ብፍላይ ድማ ሕዳር ዒስራን ሓደን ብሰፊሑ ዝስራሕ ዓይነት ምግቢ እዩ።

እዚ ቦታ አብ ከባቢ ገጠራት ኮይኑ ደቂ ተባዕትዮ ብበዝሒ ዝስርሕዎ ኮይኖም አብዚ ድማ ብማሕረስ ገይሮም እናሓረሰ ዘሪኢ ምስሊ እዩ፡፡

እዚ ምስሊ ናይ ጌጣጌጥ ዓይነት ኮይኑ ደቂ አንስትዮ አብ ክሳደን ዝአስረኦ እዩ፡፡ ናብ መርዓ ናብ ዝተፈላለየ ጉዳያት ጌረነኦ ይከዳ ፡፡

እዚ ዓይነት እንስሳ ንህቢ ይበሃል፡፡ ንመዓር ዝህበና ዓይነት እንስሳ ኮይኑ እቲ መዓር ድማ ንተፈላለዩ ምግብነትን ዝተፈላለዩ መድሓኒታትን ንጥቀመሉ፡፡

እዚ ቦታ ኣብ ክሳድ ዝእሰሩ ዝተፈላለዩ መስቀላት፣ ቦርሳታት ዝሽየጠሉ ቦታ እዩ። ከምእዉን ቁልፊ እውን ዝሽየጠሉ ቦታ እዩ።

ዓይነት መጋየፂ ኮይኑ ኩትሻ አብ እዝንካ ዝግበርን አብ ላዕሊ ድማ ዓበይቲ አንስቲ ዝገብርኦ ዓይነት መጋየፂ እዩ፡፡

እዚ ምስሊ ኦም እዩ። እዚ ኦም እዚ ድማ ኣብ መሰረታዊ ግልጋሎታት ከም እኒ ንገዛ ንህንፃታትን ንመስርሒ ዝጠቅመና እዩ።

እዚ ምስሊ ናይ ጥምቀት ምሰሊ ኮይኑ ብተከተልቲ እምነት ክርስቲና ዝክበር በዓል ጥምቀት እዞም አቅሽተን ጳጳሳትን ነቲ ማይ እናባረክዎ ዘሪኢ ምስሊ እዩ፡፡

እዚ ምንበሪ ጎጆ ዝበሃል ኮይኑ ኣብ ከባብታት ገጠር ዝነብሩ ሰባት ዝሰርሕዎ እዩ። ካብ ሓሰርን እምንን ጭቃን ድማ ይስራሕ።

እዙይ ምግቢ ጋዓት ዝበሃል ኣብ እዋን ቁርሲ ክንምገቦ እንኽእል ዓይነት ምግቢ እዩ። ካብ ዝተፈላለዩ እክሊ ድማ ክስራሕ ይኽእል እዩ።

እዚ ምስሊ ናይ ምርኢት ክዳውንቲ ዝረአየሉ ቦታ ኮይኑ ደቂ ኣንስትዮ ተከዲነንኦ ንሰባት ብምፍላጥ ዝረአየሉ ቦታ እዩ፡፡

እዚ ድማ ዜና ስፖርት ኮይኑ ብትግራይ ቴለቪን ዝቀርብ ዜና እዩ። እንደገና አብዚ ዜና እዚ ብዛዕባ ጉያ፣ ኩዕሶ እግሪ ዝተፈላለዩ ዜናታት ዝሓልፈሉ መደብ እዩ።

እዚ ጥቅምቲ 14 ዝክበር ገዳም ደብረዳሞ እዩ:: ናብዚ ቦታ ዝተፈላለዩ ሰባት ካብ ዝተፈላለዩ ቦታታት ብምምፃእ ይሳለሙ።

እዚ ምስሊ ደቂ አንስትዮ አብ ከንፈረን ክንፈረን ንምልስላስ ወይ ድማ ንመጋየጺ ወይ ንምምልኻዕ ዝጥቀማሉ ዓይነት መጋየጺ እዩ።

እዚ ዓይነታት ጨና ኮይኑ ዝተፈላለዩ ዓይነታት እዮም፡፡ ናይ ደቂ ኣነስትዮን ናይ ደቂ ተባዕትዮን ዝተፈላለዩ ዓይነታት ጨና ኮይኑ ንመማላክዒ ወይ ድማ ፅቡቅ ጨና ንክህልወና እንጥቀመሎም እዮም፡፡

እዚ ጨና እዩ ንፅቡቅ ጨና ንክህልወና እንጥቀመሉ ኣጓላት ይኩኑ ወይም ደቂ ተባዕትዮ ክኮኑ ይክእሉ ብፍላይ ግን ብኣብዝሓ ደቂ ኣንስትዮ እንጥቀሞ ዓይነት ጨና እዩ።

እዚ ህንፃ ኣብ ከተማ አክሱም ዝርከብ ናይ እንዳማርያም ቤተ-ክርስትያን እዩ። ኣብዚ ቦታ ብዙሓተ መእመናን ብምምፃእ ዝሳለሙሉ ባታ እዩ።

እዚ ሕጊ መክበሪ ኮይኑ ንተሽከርከርቲ ታረአን ሓልየን ባእሲ ንከይህሉ ብስነ-ስርዓት ንክሰርሓ ስርዓት ዘትሕዝ ሕጊ መክበሪ እዩ፡፡

እዚኣ ዒፍ እያ ኣብ ከተማ ኣብ በረካ ኣብ ዝተፈላለዩ ቦታታት ክትነብር እትክእል በራሪት እንስሳ እያ፡፡

እዚ ምስሊ ናይ ዋርድያ ኮይኑ እዚ ዋርድያ ድማ ኣብ ባንኪ ዝኮነ ፀገም ንከይፍጠር ወይ ድማ ስርቂ ንከይህሉ ዝቆፃፀር እዩ።

እዚ ምስሊ ወርቂ ኣብ እዝንካ ዝግበር እዩ፡፡ ደቀ ኣነስትዮ ብፍላይ ድማ ኣብ ከባቢ ትግራይ ዝነብራ እዚ ዝጥቀማሉ እዩ፡፡

እዚ ምስሊ ናይ ኦርቶዶክስ ሃይማኖት ክርስትና ኣቕሽቲ ደዊሎም ኣብ ክብረ በዓል እናቐደሱ ዘርኢ ምስሊ እዩ፡፡

እዚ ቦታ ናይ ተኸተልቲ እምነት ሃይማኖት እስልምና ኾዮኑ ዓበይትን ኣናእሽተይን ኩሎም ብሓባር ከይዶም ኣብዚ ቦታ ይሰግዱ።

እዚ ዓይነት ኣቅሓ ጀበና ይባሃል፡፡ እ ኣብ እዋን ቡና ክነፍልሕ እንተለና እ ንመፍሊሒ እንጥቀለመሉ እ ኣቅሓ እዩ፡፡

ቊርኣን ይበሃል፡፡ ተኸተልቲ ሃይማኖት እስልምና ዝኣምንሉን ዘንብብዎን ዓይነት ሃይማኖታዊ መፅሓፍ እዩ፡፡

እዚ ዓይነት ደፍተር እዩ ዝተፈላለዩ ዓይነታት ፅሑፍ ክንፅሕፈሉ ንክእል ከም ናይ ትምህርቲ ክኮኑ ይክእሉ ግጥምታት ዝተፈላለዩ ወይ ስእሊ ክንስእለሉ ንክእል ብዙሓት ነገራት ክንሰርሐሉ ንክእል ዓይነት ደፍተር እዩ፡፡

እዚ መፅሓፍ ብትግርኛ ቋንቋ ዝተዳለወ ኮይኑ ብዛዕባ ሃፀይ ዮውሃንስ ራብዓይ ዝምልከት መፅሓፍ እዩ። እምቢታ ኣንፃር ወረርቲ ዝብል ኣርእስቲ ዘለዎ መፅሓፍ እዪ።

እዚ ቦታ ኣብ ዉሽጢ ቤተ ክርስትያን ኮይኑ እዞም ሰባት መርዐኦም ንኽፍፅሙ ኣብ ዉሽጢ ቤተ ክርስትያን ብስርዓተ ተክሊል እናፈፀሙ እዮም፡፡

እዚ ምስሊ ናይ ደቂ አንስትዮ ናይ ከንፈር መጋየፂ እዩ።

እዚ ምስሊ ናይ ሕርሻ ምስሊ ኮይኑ ኣብ ከባቢ ገጠራት ዝረአ እዩ፡፡ ብመስመር ተጠቂምካ ድማ ተኽሊ ልምሉም ክከውን ከም ዝኽእል ዘርኢ ምስሊ እዩ፡፡

እዚ ምስሊ ካብ 2014 ክሳብ 2015 ብፌደራል ዝፀደቐ መንግስቲ ናይ ትግራይ ናይ ሽግግር መንግስቲ ኣርማ እዩ።

ኣብ ከተማ ኣኽሱም ዝርከብ ኮይኑ ንመደቀሲ ዝኸዉን ዓራት ወይ ንምግቢ ወይ ድማ ንመስተ ንኽንጥቀም ንኣትወሉ ቦታ ኾይኑ ኣትራኖስ ይብሃል።

እዚ ድማ ናይ ማሕበር ልምዓት ትግራይ ኣርማ እዩ፡፡ ማሕበር ልምዓት ትግራይ ኣብ ትግራይ ዝተፈላለዩ ቦታታት ተልምዕ ንኣብነት ከም ቤትምህርቲ ካልኦት ትካላትን ዝኣመሰሉ ትሰርሕ እያ፡፡

እዚ ምስሊ ናይ ስጋ ዓሳ ተአሺጉ ዝሽየጠሉ ኮይኑ ብፍላይ ድማ አብዛሓ ወታደራት ዝሕዝዎ ዓይነት ምግቢ እዩ፡፡

እዙይ ደቂ ኣንስትዮ ንመመላክዒ ዝጥቀማሉ ዓይነት እዩ። ንፅፍሪ ቀለም ንመልገሲ ዝጥቀማሉን ንፀጉሪ ድማ ቅብኣት ዝጥቀማሉን ዓይነት መጋየፂ እዩ።

እዚ ምስሊ ኣብ ውሽጢ ገዛና ፋላይ ድማ ናይ ኬክርስትና እምነት ተኸተልቲ ዝኾኑ ኣብ መንደቅ ገዝኦም ዝሰቅልዎ ናይ መድሓኒትና እየሱስ ክርቶስ እዩ።

እዚ ዓይነት ኣቕሓ ዕትሮ ይበሃል ። ባህላዊ እዩ። ብፍላይ ንስዋ መፅሞቒ፣ ንማይ መትሓዚ እንጥቀመሉ ካብ ሓመድ ዝተሰርሐ ዓይነት ኣቕሓ እዩ።

እዚ ደቂ ኣንስትዮ ሽፋሽፍተን ንምምልኻዕ ዝስራሓሉ ቦታ እዩ። እዚ ክስርሓ ከለዋ ድማ ፅቡቓትን ምዕሩጋትን ኮይነን ንምርኣይ ይጥቀማሉ፡፡

ኣብ መሸጢ መደበር ገዛ ክሽየጥ ዝቀረበ ናይ ህፃውንቲ ጠቃሚ ንጥረ ነገር ምግቢ እዩ።

እዚኣ ኣብ ከባቢ ገጠር ትነብር ኮይና በለስ እያ ትሸይጥ ዘላ:: በለስ ኣብ ትግራይ ብሰፊሑ ዝፍለጥ ኮይኑ ብፍላይ ድማ ኣብ ዓዲግራት ተፈላጢ ዓይነት ምግቢ እዩ።

እዚ ዓይነት ፀጉሪ ኣብ ከባብታት ገጠር ትግራይ ዝዝዉተር ኮይኑ ምስ ብህላዊ ክዳን ደቂ ተባዕትዮ ዝስርሕዎ ዓይነት ፀጉሪ እዩ።

እዚ ቦታ ናይ መሰረተ ልምዓት ባታ እዩ። ካብቶም መስረተ ልምዓት ሓደ ዝኮነ ናይ ባንኪ ሽሙ ድማ ፀሓይ ባንኪ ይበሃል፡፡

እዚ ቦታ እንዳ ምግቢ ወይ ድማ እንዳ መስተ ክኸዉን ይኽእል እዩ። ዝተፈላልዩ ሰባት ብዝተፈላለየ ግዜ ከይዶም ግልጋሎት ዝረኽብሉ ቦታ እዩ።

እዚ ክዳን እዚ ዓበይቲ ኣንስቲ ወይ ድማ መናእሰይ ክኮና ይክእላ ዝክደንኦ ክዳን እዩ፣ ብፍላይ ድማ እዚ ክዳን እዚ ኣብ ከባቢ ትግራት ዝዝውተር እዩ፡፡

እዚ ዓይነት ልስሉስ መስተ ሚሪንዳ ይባሃል። ኣብ መላእ ዓለም ዝፍለጥ ኮይኑ፣ ብዝተፈላለዩ ትሕዝቶታት ወይድማ ደረጃታት ይርከብ፡፡

እዚኦም አብ ትግራይ ዝርከቡ ናይ ሃይማኖት መራሕት በዓል ሃፍትን ፖለቲከኛታትን ተአኪቦም አብ ዝኾነ መድረኽ አኼባ እናካየዱ እዮም።

እዚ ምስሊ ዜና ናይ ድምፂ ወያነ ኮይኑ ዶክተር ቴድሮስ ኣድሕኖም መልእክቲ እንዳማሕላለፉ እዩ።

እዚ ምስሊ ዜና ናይ ድምፂ ወያነ ኮይኑ ብዛዕባ ባህጊ ሰላም ህዝቢ ትግራይ ናይ ትግርኛ ቋንቋ ዜና እናተመሓላለፈ እዩ፡፡

እዚ ቦታ ኣብ ከባቢ ገጠር ኮይኑ ሓረስቶት እክሊ ዘሪኦም ምስ ወድኡ ዓፂዶም ከቅምጥዎ ከለው ዝርአ ምስሊ እዩ፡፡

እዚአን ኣጣል ይባሃላ። እዚኣን ድማ ንምግብነት ክጠቅማና ይክእላ። ሓሪድካ ብፀብሒ ብምስራሕ ይኩን ብጥረ ስጋ መልክዕ ንምግብነት ክጠቅማ ይክእላ።

እዚ ምስሊ ኣብ ድምፂ ወያነ ብዝመሓላለፍ ናይ ዜና ሰዓት ዘርኢ ምስሊ እዩ። ብ ብትግርኛ ቋንቋ ዝሓልፍ ብዛዕባ ባህጊ ሰላም ህዝቢ ትግራይ ዝገልጽ ዜና እዩ።

እዚ ምስሊ ሻባቶ ዝበሃል ኮይኑ ንህፃናትን ኣባፅሕን ዝሽየጠሉ ገዛ እዩ።

እዚ ምሰሊ ናይ ህበይ ምስሊ ኮይኑ ኣብ ከባቢ በረካታት ዝነብር ኮይኑ ውይ ድማ እንስሳ ዘገዳም ዝበሃል ዓይነት እንስሳ እዩ።

እዚ ምስሊ ናይ ሕጊ መኽበርቲ ወይ ድማ ናይ ፍሉይ ሓይሊ ምስሊ እዩ፡፡ እዞም ፍሉይ ሓይሊ እዚኦም ድማ ምስ ፀላኢ እናተዋግኡ ዓዲ ዝሕልው እዮም፡፡

እዚ ምስሊ ኣብ መዕርፎ ነፈርቲ ኮይኑ እዛ ኣየር ድማ መጓዕዝያ ብዘመናዊ መጓዕዝያ ኮይና ካብ ዓዲ ናብ ዓዲ ብዙሓት ሰባት ሒዛ ክትንቀሳቀስ ትክእል::

እዚ ናይ ድምፂ ወያነ ሚድያ ኮይኑ ኣብዚ ናይ ዜና ሰዓት ናይ ዝተፈላለዩ ሃገራዊ ከባብያዊ ማሕበራዊ ዝኮነ ይኩን ጉዳያት በዚ ዜና ክንሰምዓሉ ንክእል።

እዚ ምስሊ ናይ ፎቅ ገዛታት ምስሊ ኮይኑ ኣብ ከባቢ ከተማ የስራሕ ዝተፈላለዩ ደረጃታታት ድማ ኣለዉዎ።

እዚ ምስሊ ኮሚደረ ይበሃል። ኮሚደረ ድማ ኣብ ዝተፈላለዩ ፀብሕታት ብምእታዉ ጣዕሚ ንኽህልዎን ንጥዕናና እዉን ብዙሕ ጥቅሚታት ዘለዎን ዓይነት ተክሊ እዩ።

እዚ ሚድያ ናይ ድምፂ ወያነ ኮይኑ ናይ ኣምሓርኛ ዜና ዝቀርበሉ ሰዓት እዩ፣ ጌታቸው ረዳ ድማ ብዛዕባ ግብርን ልምዓት ፖሊስን ኣመልኪቱ መግለፂ እንዳሃበ ፡፡

እዚ ዓይነት ጫማ ኮይኑ ክፍቲ ጫማ እዩ፡፡ ደቂ ኣነስትዮ ኮኑ ደቀ ተባዕትዮ ክገብርዎ ዝክእሉ ብዝተፈላለየ ሕብሪ ዝርከብ ዓይነት ጫማ እዩ፡፡

እዚ ኣርማ እዚ ናይ መቀለ ዩኒቨርስቲ ኣርማ እዩ፡፡ መቐለ ዩኒቨርስቲ ኣብ መቐለ ዝርከብ ካብ 12 ንዝሓለፉ ተማሃሮ ተቀቢሉ ዘምህር ቤት ትምህርቲ እዩ፡፡

እዚአ ሳሪት እያ ሓመድ ብምእላም ናይ ባዕላ መንቀሳቀሲ ቦታ ትስርሕ እያ ዳርጋ አብ ኩሉ ቦታታት ትርከብ ዓይነት እንስሳ እያ፡፡

እዚ ምስሊ ብባህላዊ ሰብ ስራሕ ወይ ድማ ብናይ ኢድ ሰብ ዝሰርሖ ዝተፈላለዩ ንናይ ገዛ ኣቁሕት እንጥቀመሎም ዝሽየጠሉ ቦታ እዩ፡፡ ንኣብነት ከም እኒ መኮስተር ዝኣምሰሉ ዝሸየጠሉ ቦታ እዩ፡፡

እዚ ኣብ ከተማ ኣክሱም ዝርከብ ኣብ እንዳማርያም ቤተ ክርስትያን ኣብ ውሽጢ ኣብ ቐፅሪ ዝርከብ ቤተ ክርስትያን እዩ ።

እዚ ምስሊ ናይ ገዛ ኣቕሑ ኮይኑ ኣብ ገዛና ምስሊ ንምርኣይ ንጥቀመላ ኣብ ቴሌቭዥን ንመቐመጢ ዝኸዉን ኣቅሓ እዩ።

እዚ ኣብ ዝተፈላለዩ ድግሳት ዝግበር ከፍ መበሊ ናይ መብልዒ እዩ፡፡ እዚ ድማ ብፍላይ ኣብ መርዓ ፣ ኣብ ክርስትና ክኸውን እንከሎ ከፍ ኢልካ ትምገበሉ ቦታ እዩ፡፡

እዚ ምስሊ ናይ ሓወልቲ ምስሊ ኮይኑ ኣብ ከተማ ኣኽሱም ኣብ ማእኸል ከተማ ዝርከብ ብቐረባ ግዜ ዝተተኸለ ናይ ቅዱስ ያሬድ ምስሊ ሓወልቲ እዩ፡፡

እዚ ምስሊ ጉያ እዩ:: መናእሰይ ብሓባር ተኣኪቦም ዓብዪ ጉያ ብዝኾነ ጉዳይ ኣመልኪቶም እናጎየዩ ዘርኢ ምስሊ እዩ::

እዚ ኣርማ ናብ ኩናት ዓድዋ ዝተካየደሉ ቦታ ናብ ዓድዋ ንክጉብንዩ ናይ ንዝመፁ ሰባት ኣርመኦም እዩ፡፡

እዚ ደቂ ኣንስትዮ ከፍ ኢለን ንነፀላ ይኹን ንጋቢ ወይ ንቀምሽ ንዝተፈላለዩ ፃዕዳ ዓለባታት መስርሒ ከፍ ኢለን እናፈተላ እዩ።

እዚ ምስሊ ስፓርታዊ ምንቅስቃስ ዝካየደሉ እንትኸውን ስታድየም ድማ ይበሃል።

እዚ ዓይነት መጋየፂ ደቂ አንስትዮ አዴታት አብ ክሳደን ብምእሳር ዝጋየፃሉ ዓይነት እዩ።

እዚ ምስሊ ናይ ኦቾሎኒ ኮይኑ ኣብ ዝተፈላለዩ ድንኳናት ክንረክቦ ንክእል ከምኡውን ብዝተፈላለዩ ዓይነታት ይርከብ። ከከም ደረጀኦም እውን ዋጋኦም ዝተፈላለዩ እዩ፤ ንጥዕናን ክብደት ንምውሳኽ ጠቃሚ እዩ።

እዚ ባህላዊ ሰብ ስራሕ ወይ ድማ ብኢድ ዝስራሕ ዓይነት ቦርሳ እዩ፡፡ ደቂ ነስትዮ ዝተፈላለዩ ኣቁሑት ዝሕዛሉ ሳንጣ ወይ ድማ ቦርሳ እዩ፡፡

እዚ ቦታ ናይ ድንኳን ናይ ዉርርድ ወይ ድማ እንዳጠላዕ እዩ እዚ ማለት እዞም መናእሰይ ናይ ዝቅፅል ፀወታታት ኩዕሶ እግሪ ወይ ካልእ ብምግማት ዕድሎም ዝሪኢሉ እዩ።

እዚ ገዛ ጎጆ ዝበሃል ኮይኑ ኣብ ከባቢ ገጠር ዝርከብ ኮይኑ ካብ ዝተፈላለዩ ሓሰር፣ ጭቃን እምንን ተጠቂምካ ዝስራሕ ዓይነት ገዛ እዩ፡፡

እዚ ናይ ገዛ ኣቑሑ ኮይኑ መንከሽከሽ ይበሃል። ቡና ኣብ እነፍልሐሉ ሰዓት ንምቅላው ዝጠቅመና ዓይነት ናይ ገዛ ኣቑሑ እዩ፡፡

እዚ ኣርማ ናይ ኢትዮጵያ ኣብዚ ሕዚ ሰዓት ዝመርሕ ዘሎ ናይ ብልፅግና ፓርቲ መለለይኡ ወይ ድማ ኣርምኡ እዩ፡፡

እዚ ቦታ ናይ ክሽነ እዩ። እዚ ክሽነ ውሽጢ እዚ ኣቅሑ እዚ ኣብ ውሽጢ ዝተፈላለዩ ኣቅሑታት ክድርደረሉ ክሕዘልናን ዝክእል ዓይነት ናይ ክሽነ እዩ።

እዚ ቦታ ናይ ዕዳጋ ኮይኑ መሸጢ ናይ ጀበና እዩ. እዚ ጀበና እዚ ድማ ቡና ንምፍላሕ ይጠቕመና::

እዚ ቦታ ናይ ባህላዊ መዘናግዒ ቦታ እዩ እዚ ኦም ድማ ዝተፈላለዩ ገያሾ ክኮኑ ይክእሉ ናይ ውሽጢ ዓዲ ክኮኑ ይክእሉ ናብዚ ቦታ ብምካድ ዝዘናግዕሉ ቦታ እዩ።

እዚኦም ብሰንኪ ኲናት ካብ መረበቶም ተመዛቢሎም ጠምዮም እኽሊ እናተፀበዩ ዘርኢ ምስሊ እዩ።

እዚ መፅሓፍ እዩ ብግርማይ ገብሩ ብ 2006 ዓ/ም ብትግርኛ ቋንቋ ዝተፀሓፈ መፅሓፍ እዩ።

እዚ ዕዳጋ ኮይኑ መሸጢ ናይ ጎማታትን ካብ ሓፂን መፂን ዝስርሑ ከም ብረድስትታት ማንካታት ዝመሰሉ ንብረታት ዝሽየጠሉ ቦታ እዩ፡፡

እዚ ድማ ናይ በዓል አሸንዳ ዕለት 16 ነሓሰ ዝውዕል አብ ከባቢ ተምቤን ዝፅወት ዓይነት ፀወታ እዩ፡፡

እዚ ዓይነት ዕምበባ አብ እዋን መስከረም ዝወፅእ ዓይነት ዕምበባ ኾይኑ ገልገለመስቀል ድማ ይባህል ፡፡

እዚ ዓይነት ተኽሊ ጒዕ ይበሃል። ኣብ ናብ ዝተፈላለዩ ፅብሕታት ብምእታው ንፀብሒ ከም መጥዐሚ እንደገና ድማ ሽውሃት ንምኽፋት እውን ንጥቀመሉ ዓይነት ምግቢ እዩ።

እዚ ዓይነት ምግቢ ኮይኑ ብፍላይ ድማ ኣብ ከባቢ ገጠራት ብበዝሒ ዝርከብ ኮይኑ ብዒልቦ ብዒልቦ ዝስራሕ ዓይነት ምግቢ እዩ፡፡

እዚ መጋየፂ ንደቂ ኣንሰትዮ ኣብ ቅንድበን ንመጋየፂ ወይከዓ ንመመላክዒ ዝጥቀማሉ እዩ።

እዚ ቦታ አብ ከተማ አክሱም ኮይኑ ብተከተልቲ እምነት ክርስትና ብፍላይ ድማ ብኦርቶዶክስ ዝሳለምሉ ቤተ ክርስትያን እዩ። እንዳ ማርያም ድማ ይበሃል።

እዚ ናይ መስቀላት ምስሊ ኮይኑ ኦርቶዶክሳዉያን አብ ክሳዶም ዝአስርዎ ዝአምንዎ መስቀል እዩ። መእከበብ ብኡ መጠን ድማ ዝተፈላለየ ዓይነት አሎ።

ኣብ በዓል መስቀል ኮይኑ ዳሜራ ብምቕፃል ዝሓልፍ ክበረ በዓል እዩ፡፡ ሰባት ድማ ከካብ ገዝኦም ተኣኻኺቦም ናብዚ ቦታ ብምኻድ ዘኽብርዎ በዓል እዩ፡፡

እዙይ መቀነሲ ናይ ፀብሒ ወይ ድማ ዝኮነ እንጀራ መቋፀሪ ኣብ ገዛ ዝርከብ ኣቅሓ እዩ።

እዚ ድምፃዊ ዘመን ኣለም ሰገድ ይበሃል:: ናይ ትግርኛ ቋንቋ ደራፊ እዩ። ብዙሓት ደርፍታት ዘለውዎ ኮይኑ ፍሉጥ ደራፊ እዩ።

እዚ ቦታ ኣብ ዕዳጋ ኮይኑ ዝተፈላለዩ ሓፂነ መፂናት ወይ ድማ ጎማታት ዝሽየጠሉ ቦታ እዩ ንኣብነት ከም መንከሽከሽ፣ ወንበር፣ መንፊት፣ ጎማ ዝመሰሉ ዝሽየጠሉ ቦታ እዩ፡፡

እዚ ምስሊ ሰባት ኣብ ዝተሸለመት ፈረስ ኮፍ ኢሎም ዝተፈላለዩ ምርኢት ንምራኣይ ኣብ ክብረ በዓላት ይኩን ኣብ ዝተፈላለዩ ጉዳያት ዘሪእዎ ምርኢት እዩ ።

እዚኦም ናይ ቤተክርስትያን ፅላላት እዮም፣ ስሞም ድማ ወርቂ ፅላል ይበሃሉ፣ ኣብ ቤተክርስትያን ታቦት ንምዕጃብ ድማ ንጥቀመሎም፡፡

እዚ ኣቕሓ ማይ ንምዉዓይ ወይ ድማ ንቡና ንምግንፋል ንጥቀመሉ ካብ ሓፂን ዝተሰርሐ ዓይነት ኣቕሓ እዩ።

እዚ መፋለጢ ናይ ኣክሱም ዩኒቨርስቲ ኮይኑ ናብ ኣክሱም ዩኒቨርሲቲ ካብ 12 ሓሊፎም ንዝኣትዉ ሓደሽቲ ተምሃሮ ናይ ሰናይ ትምኒት መግለፂ መፋለጢ እዩ።

እዚ ዓይነት ምግቢ ብቁልቲ ይበሃል:: እዚ ዓይነት ምግቢ ካብ ዝተፈላለዩ እክሊ ብፍላይ ድማ ዓተርባሕሪ ዝስራሕ ዝክእል ዓይነት እክሊ እዩ::

እዚ ቦታ ኣብ ቀፅሪ ቤት ትምህርቲ ኮይኑ እዞም ተማሃሮ ድማ ኣፍቲ ቀፅሪ ቤት ትምህርቲ እንዳተንቀሳቀሱን ዝተፈላለዩ ንጥፈታት እንዳካየዱን ይርከቡ።

እዚ ዓይነት ባህላዊ ኽዳን ኮይኑ ብዝተፈላለዩ ሕብርታት ይኹን ብዝተፈላለዩ ዓይነት ዝርከብ እዩ፡፡ እዚ ድማ ከም ብፅምዲ ኮይንካ ወይ ድማ ብዝተፈላለየ መልክዑ ከቅርብ ዝክእል ዓይነት ክዳን እዩ፡፡

እዚ ምስሊ ናይ ትግራይ ቴሌቭዥን ናይ ኣምሓርኛ ቋንቋ ብዛዕባ ናይ ወፃኢ ናይ ኣሜሪካ ስደተኛታት ኣምልኪቱ ዜና ከቕርብ ከሎ እዩ፡፡

እዚ ምስሊ ሕብረተሰብ ወይ ድማ እዞም ሰባት ኣብ ቤተ እምነት ኮይኖም ንፈጣሪኦም እናመስገኑ ወይ እና ለመኑ ዘርኢ ምስሊ እዩ።

እዚ ምስሊ ናይ ምርኢት ቦታ እዩ ናብዚ ምርኢት እዚ እዞም ደቂ ተባዕትዮ ብዛዕባ እዚ ተከዲኖሞ እኒሀዉ ዝተፈላለዩ ስባት ብምርአይ ይካየዱ አለዉ፡፡

እዚ ቦታ ኣብ ከተማ ኣክሱም ዝርከብ ናይ ወጋገን ባንኪ ቦታ ኮይኑ እዞም ሰባት ድማ ሕጊ መኽበርቲ እዮም፡፡ ዝኾነ ዕግርግር ንኸይፍጠር ዝሕልዉ ሰባት እዮም።

እዚ ኣብ ገዛ ውሽጢ ንመደርደሪ ኣቑሑት እንጥቀመሉ ዓይነት ኣቕሓ እዩ። ኣብዚ ድማ ዝተፈላለዩ ንምግብነት ይኹን ንመሳርሒ እንጥቀመሎም ኣቑሕታት ክነቕመጠሎም ንኽእል።

እዚ ናይ ኢትዮ ቴሌኮም መፋለጢ ምስሊ እዩ፡፡ ድርጅቶም ንምፍላጥ ልዑል ፍጥነት ከም ዘለዎ ዝሕብር ዓይነት እዩ፡፡

እዚ አርማ ናይ ትግራይ ሚዲያ ሃውስ ዝበሃል ናይ ትግራይ እዩ። አብ ትግራይ ዝተፈላለዩ ዜናታት ብምስራሕ ዝፈለጥ እዩ፡፡

እዚ ቦታ መፃወቲ ናይ ኩዕሶ ኢድ ኮይኑ መናእሰያት ኣብ ዝተፈላለዩ ከባቢታት ንዉድድር ወይ ድማ ንምዝንጋዕ ዝፃወትዎ ዓይነት ፀወታ እዩ።

እዚ ዕሾክ ዘለዎ ሓረግ ዓይነት ተክሊ እዩኣብ በሪ ገዛና ከም መከባብያ ንክንጥቀመሉ እንተክሎ ወይ ድማ ኣብቲ ከባቢ ዛሕሊ ንክፈጥር ንተክሎ፡፡

እዚ ምስሊ ሰባት አብቀብሪ ግዜ እናሃለዉ ዘርኢ ምስሊ እዪ ብፍላይ ድማ አብ ከባቢታት ትግራይ ብ ኸምዚ መልክዑ ስርዓት ቀብሪ ይፍፀም ።

እዚ ኣብ ቤት ትምህርቲ ተምሃሮ ኮፍ ኢሎም ኣብ ክፍሊ ትምህርቶም እናተከታተሉ እዩ፣ እና መምህሮም እውን እናተከታተሎም ወይድማ እናምሀሮም እዩ፡፡

እዚ መንበሪ ገዛ ኣብ ከባቢታት ገጠራት ትግራይ ብፍላይ ድማ ኣብ ራያ ዝርከብ ብሓሰር ወይ ድማ ብዕንጨይቲ ዝተሰርሐ ገዛ እዩ፡፡

እዚ ዓይነት ፍራ ምረ ማንጎ እዩ፡፡ ሕማማት ልቢ ይከላከለልና ደም ዝውውርና የስተካክሎ ከምኡ እውን ማዕድናትን ቫይታሚንን ስለ ዘለዎ ቆርበትና ንከይጉዳእ ይከላከለልና፡፡

እዚ ዓይነት ተኽሊ ጉዕ ይባሃል፡፡ ኣብ ዝተፈላለዩ ከባቢታት ብበዝሒ ክንረክቦ እንክእልን ምስ ዝተፈላለዩ ዳርጋ ምስ ኩሎም ምግብታት ክንጥቀመሉ እንክእል ዓይነት ተኽሊ እዩ፡፡

እዚ ፃዕዳ ሽጉርቲ ኮይኑ ፃዕዳ ሽጉርቲ ድማ ሕማም ንምክልካል ከምኒ ሰዓል ዝመሰሉ ሕማማት ንምክልካል ይጠቅመና ኣብ ዝተፈላለዩ ፀብሒ ብምእታው ንጥቀመሉ፡፡

እዚ ድማ ሕክምና ስኒ ዩኒየን እዩ እዚ ትካል አብ ምብዛሕትኡ ከባቢ ኢትዩዸያ ዝርከብ ኮይኑ ንተገልግልቲ ናይ ስኒ ሕክምና ብምሃብ ይስርሕ፡፡

እዚ ኣቕሓ ናይ ፈሳሲ ሳሙና መትሓዚ ኾይኑ እዚ ፈሳሲ ሳሙና ምስተወደአ ድማ ማይ መቕድሒ ወይ ድማ መቐነሲ ክንጥቀመሉ ንኽእል ኢና፡፡

እዚ በዓል ብተኽተልቲ ሃይማኖት ክርስትና ብናይ ኦርቶዶክሳውያን ዝኽበር በዓል ኮይኑ በብዓመቱ ዕለት 5 መጋቢት ናይ ጋብር በዓል ክኽበር ከሎ ዘርእይዎ ትርኢት እዩ።